እዚ ቤተ ምግቢ እንትከውን ቡዝሓት ሰባት ዝግልገሉሉን ዝተኣናገድሉን ቦታ ኮይኑ ዝተፋላላየ ዓይነታት መስተን ዓይነታት ምግብን ዝርከበሉ ቦታ እዩ።

ሃፀይ ዮሃንስ ራብዓይ መዕረፊ ኣየር ተባሂሉ ይፅዋዕ ን ኢትዮጵያ ሰሜናዊት ትግራይ ውሽጢ ትርከብ ከተማ ኣክሱም ዘገልግል ናይ ህዝቢ መዕረፊ ኣየር እዩ:: ካብቲ ከተማ ብምብራቅ ሓሙሽተ ነጥቢ ሓሙሽተ ኪሎሜትር ርሒቁ ይርከብ ።

ናይ ከተማ መቀለ ሰብዓ አንደርታ ኩዕሶ እግሪ ደገፍቲ እንትኮኑ፣ ነታ ጋንታ ንምግላፅ ክዳን ብምግባርን ከምኡ እውን ናይታ ጋንታ ባንዴራ ብምሓዝን ዝተፈላለዩ ደርፊታት ብምድራፍን ነቶም ኩዕሾ ተፃወቲ ዝድግፉ እዮም።

ጉልዒ ይበሃል ።ኣብ እዋን ክረምቲ ዝበቊል ኮይኑ ፍረ በለስ ንረኽበሉ ዕሾኽ ዘለዎ ዓይነት ተኽሊ እዩ፡፡ ኣብ ኣብ ከባብታት ትግራይ ዝበቁል ኮይኑ ብበዝሒ ኣብ ዓድ ግራት ይርከብ፡፡

ፀናፅል ይበሃል ናይ ሃይማኖት ኣቦታት ዝጥቀምሉ ኮይኑ ኣብ ቤተ-ክርስትያን ናይ ያሬድ ዝማሬ እንዳዘመሩ ናይ ሃይማኖት ኣቦታት ኣቕሽትን ዝሕዝዎ እዩ።

እዙይ ናይ ክዳን ምርኢት ኮይኑ ኣወዳትን ኣጋላትን ዝተፈላለዩ ክዳውንቲ ብምክዳን ከምኡ እውን ዝተፈላለዩ መጋየፅታት ብምጥቃም መርኣያ ብምኮን ኣብ መድረክ ዝርኣይሉ ቦታ እዩ።

እዚ ስርናይ ይባሃል፡፡ ካብ ኩሎም ተኽልታት ብበዝሒ ዝበቁል እንትኸውን ንተፈላለዩ ነገራት ንጥቀመሉ፡፡ ንኣብነት ሕምባሻ ንምድላው፣ ንቆሎ ከምኡ ውን ዝተፈላለዩ መስተታት ንምድላው ንጥቀመሉ ዓይነት ተኽሊ እዩ፡፡

መውቀጢ ይብሃል። ናይ ገዛ ኣቁሑ እንትኸውን ንዝተፈላለዩ ነገራት መውቀጢ ይጠቅም። ካብ ዕንጨይቲን ካብ ሓፂንን ዝስራሕ ኣዴታት ብበዝሒ ቡና ንምውቃጥ ይጥቀማሉ።

እዚ ናይ ቅዲ ክዳን ምሪኢት እዩ፡፡ ዝተፈላለዩ ተዓዘብቲ ዝዕደሙሉን ናይ ክድን ቅዲ ሰራሕቲ ስራሕቶም ዘሪኢሉ እንትከውን አወዳትን አጋላትን መርእያታት ብምካን ዝተፈላለዩ ክዳውንቲ ብምክዳን ኣብ መድረከ ዝረእዩሉ ቦታ እዩ፡፡

ጎባጉብን መስቀልን ይበሃል። ደቂ ኣንስትዮ ዓይኒ ዋሪ ከምኡ እውን ኣብ ዝተፈላለዩ ዓይነታት በዓል ከም መጋየፂ ዝጥቀማሉ እዩ። ቀደም ኣዴታትና ዝጥቀማሉ ዝነበራ ከምኡ እውን ካብ ውሉድ ናብ ወለዶ እናተሸጋገረ ዝመፀ መጋየፅን እዩ ።

እዚ ተሰሓቢ ተሽከርካሪ ወይድማ ናይ ፅዕነት መኪና ዝተፈላለዩ ኣቁሕታት ካብ ቦታ ናብ ቦታ ንምምልላስ ከምእወን ዝተፈላለዩ ሰባት ንምጉዓዓዝ ይጥቀምሉ ዓይነት ተሽከርካሪ እዩ።

ነብሪ ይባሃል። ፈጣን ናይ በረካ እንስሳ እንትከውን ኣብ ስዓት ካብ 93 ካሳብ 104 ኪሎ ሜትር ክጎይይ ይክእል። ዝተፈላለዩ እንስሳት ዝሃድንን ስጋ ተመጋቢ እንስሳ እዩ።

ናይ ኣኽሱም ሓወልቲ ይብሃል። ካብ ከዉሒ ተፀሪቡ ዝተሰርሐ እንትኸዉን ቀዳማይ ዝወደቐት ሓወልቲ 33 ሜትሮ፣520 ክብደት ካልኣይ ሓወልቲ 24 ሜትሮ 170 ክብደት ሳልሳይ ሓወልቲ 21 ሜትሮ 160 ክብደት ከም ዝኾነ ይግመት።